በቢገዝኡን በቢከባቢኡን ዝተፈላለዩ ዓይነት ናይ ገዛ ኣቑሑታት ኣለው፡፡ ንዝተፈላለዩ ኣገልግሎታት ድማ ይውዕሉ፡፡ ሓደ ካብ ናይ ገዛ አቑሑት ድስቲ፣ ማንካ እዩ፡፡

ኣትክልትን ኣኅምልትን በብ ኸባቢኡን በብቦትውን ብስተፈላለይ መንገድታት ይርከውን ኣለዉን ካብኣቶም ሙሽጡ ድማ ምጥዕ ና ሕማም ምክልኻልወዲ ሰብ ዓዊ እጃም ዘለዎ ቃርያ እዩ።

ብቁፅሮምን መጠን ዘቕርብ ዎ ትሕዝተኦምን ብዙሓትን ዝተፈላለዮ ዓይነት ዜና ኣውታር ኣለዉ፡፡ እዚ ስሙ ናይ ዜና ኣውታር እዚ ኸ እንታይ እንዳ ተባህለ ይፍለጥ?

መሰረተ ልምዓት ንዕብየት ሓንቲ ሃገር ዓብዪ እጃም ኣለዎ። ብዝተፈላለዩ መንገድታትን ኣብ ዝተፈላለዩ ቦታታትን ይግለፅ። ካብኣቶም ዉሽጢ ድማ ሓደ ግድብ ዓብዪ መሰረተ ልምዓት እዩ።

ሣእኒ ክልክያኸም ክዳን ካብ መሠረታ ወድልየት ወዲ ሰብ ሓደ እዩ ወዲ ሰብ ብምቾት ካብ ቦታና ኣብ ቦታን ኽንቀ ሣኣስ ድማ ኣይጠቕሙ ሓደ ካብ ሳእኒ ድማ ሸበጥዋፀዕ እንዳተብሃለ የጽዋል::

ጥበበን ባህልን በቢ ኸባቢኡ ዝፍለ ኾይኑ መግለፂ ሓደ ባህሊ እዩ:: ካብ ዝተፈላለዩ ስራሕቲ ድማ ይስራሕ ብኡ መጠንን እውን በቢ ግዚኡ ይዓብን ይምዕብልን እዚ ኸ ነየናይ ዓይነት ዓይነት ዝውክል እዩ?

ብዙሓት ንህዝቢ ዝተሰርሑ መሰረታዊ ግልጋሎታት ኣለው። ብዓይነቶምን ብኣገልግሎቶም ድማ ናይ ባዕሎም እጃም ኣለዎም ።ካበኣቶም ውሽጢ እቲ ሓደ ድማ ፅርግያ እዩ።

ስራሕ ምስራሕ ንወዲ ሰብ የክብሮ የንብሮ እዚ ምክንያት ድማ ስራሕ ብዛይምንዓቅ ክስራሕ ዝግበኦ እዩ፡፡ እዚ ስራሕ እዚ ከ ነየናይ ስራሕ ይውክል?

ጸጕሪ ሓደ ተፈጥሮ ፈጥረወዱ ሰብኢ እንትኽውን ኣብ ልዕሊ ጽባዓ ድማ ጽባቕ ኣይወስቕ ዝተፈላልዮ ዓይነት ቅድታት ጸጕሪ እንትሉ ካብኣቶ ሙሽቂ ኣብሸንዳ ጊዜ ወይ ናይሸንዳ ዙ ተርሓደ ጋብመ ስርኁት ጸጕሩ እዩ።

ንብዙሓት ዓይነት ተፈጥሮኣዊ ከባብታትን ኣለዉ። ብኡኡ መጠን ድማ ብጣዕሚ ሰሓብትን ምዕሩጋትን እንትኾኑ ናይዞም ሰባት ተፈጥሮታት እዚኦም ድማ ብዝተፈላለየ መንገዲ ንገልፆ። እዚ ኸ ብኸመይ መንገዲ ንገልፆ?

ቡዙሓት ዓይነት ባህላዊ መድሓኒትን ባህላዊ ሕክምናን ኣለዉ። ብኡ መጠን ድማ መጠኖም ዝተፈላለየ እዩ። እዚ ባህላዊ መድሓኒት ወይ ባህላዊ ሕክምና ኸ ነየናይ ኣገልግሎት ይውዕል ?

መለለይ ባንዴራ ታሪክ ናይ ሓንቲ ሃገር ኣብ ውሽጡ ዝሓቆፈ እዩ። እዚ ታሪክ ድማ ነቲ ዓዲ ዝውክልን መለለይኣን እዩ። እዚ መለለይ እዚ እባ ናይ ኣየናይ ዓዲ መለለይ ወይ ነየናይ ዓይነት ስራሕ መለለዪ ይጠቅም?

ስራሕ ምስራሕ ናይ ኢኮኖሚ ዓቕሚ ዘዕብን ንወዲ ሰብ ሰብ ካብ ዝገብሮም ነገር ሓደ ስራሕ እዩ። እዚ ኸ ነየናይ ዓይነት ስራሕ ይውክል? ወይ እዞም መናእሰይ እንታይ ዓይነት ስራሕ እናሰርሑ ይርኣዩ?

ሕርሻን ግብርናን ዓብዪ ዘርፊ ስራሕ ብምዃኖም ቡዙሓት ዓይነት ተኽልታትን ፣ ኣሕምልትን ፣እፅዋትን ኣብ ውሽጡ ይሕዝ:: እዚ እንሪኦ ዘለና ኸ ኣበየናይ ዓይነት ምድብ ሕርሻን ግብርናን ይምደብ?

ድልየት ወዲ ሰብ ብምዃኑ ዝተፈላለየ ዒይነት ቤት ምግብን መስተን ኣለዉ እዞም ቤት ብልዕታትን ቤት መስተን ድማ በብ ደረጅኦምን በብዒይነቶምን ዝተፈላለዩ ንተኾኑ ብስተፈላል ዒይነት መንገድታት ደማ ይቐሩቡ ::

ሥራሕ ሓደ ፍልፍል እቶት ወዲ ሰብ እንትኸውን እቲ ወዲ ሰብ ድማ ድሌቶም ማሊኡን ኸቢሩን ክነብር ካብ ዝገብሩ ነገራት ሓደ እዮም ዝተፈላሊዓይነት ሥራሕ ሕትውን እንትህልዉ ካብኣቶም ሙሽጢ ድማ ገዛ ኣባዳማ ሓደ እዩ::

መሰረታዊ ግልጋሎት ብትሕዝትኡን ብመጠኑን ብዙሕ እዩ። ኣብ በቢቦትኡ ዝተፈላለዩ መሰረታዊ ግልጋሎታት ንሪኢን ንግልገልን። እዚ መሰረታዊ ግልጋሎት ከዓ ነየናይ ዓይነት መሰረታዊ ግልጋሎት ይውክል?

ብስራሕቶሞ ፣ብዓይነቶሞ እሉውን ብቁፅሮሞ ዝተፈላለዩ ቡዛሓት ዓይነታት ሰእንታት ኣለዉ። ንኣብነት ድማ ኮዮ፣ ሻባቶ እንዳበልና ንፎሊዮሞ።

ቡዙሓት መዝናነዩ ቦታታት ኣብ ቡዙሓት ቦታታት ይርከቡ። በብክሊዕድሚኦም ድማ ተፈልዮም ይርከቡ እዚ እንሪኦ ዘለና መዝናነዩ ቦታ ኸ ነየናይ ዕድመ ክልል ዝሓቋፈ መዝናነዩ ቦታ እዩ?

ሥራሕ ኣብ መነባብሮ ወዲ ሰብኣዊ እጃም ኣለዎ ምኽንያቱ ድማ ፍልፈልእቶት ብምዃኖ እዩ ዝተፈላለዩ ኣይነት ሥራሕ ትታት እንትሕሉ ካብኣቶም ሙሽቲሓደ ጽገና ኤልትሪኽ ንግድ ኽዳውንትን ዝተፈላለየን እዩ።

ብዙኃት ናይ ገዛ ኣቑሑታት ኣለዉ ካብ ናይ ገዛ ኣሑታት ድማ ንስተፈላለይ ኣገልክልታት ዝውዕሉ በብገዝኡ ዝርከቡ ብዙኃት ዓይነት ናብፍቲ እንትሉ ካብኣቶ ሙሽጢ ድማ ጎማን ባዞን ሓደ እዮም።

ቡዙሓት ዓይነት መጋየፅታት መወቀብታትን ኣለዉ። ካብ ቡዙሕ ዓይነት ናውቲ ድማ ይስርሑ እዝኸ ካበየናይ ዓይነት ናውቲ ዝተሰረሐ መጋየፂ እዩ?

ንግድን ምትዕድዳግን ኣብ ከከም ቦትኡ ዝተፈላለዩ ዓይነታት እዮም። ዝተፈላለዩ ግልጋሎት ድማ ይርከበሎም። እዙይ ከዓ ነየናይ ዓይነት ንግድን ግልጋሎትን ይውክል?

መሰረተ ልምዓታት ኣብ ዕብየት ሓንቲ ሃገር እቲ ዝዓበየን እቲ ዋናን እጃምን የበርክቱ። እዚ እንሪኦ ዘለና መሰረተ ልምዓት ከ እንታይ ይበሃል?

መጋየፂ ንወዲ ሰብ ኣብ ልዕሊ ናይ ተፈጥሮ ፅባቐኡ ዝበለፀን ዝማዕረገን ንክከውን ይገብሮ፡፡ አዚ ዓይነት መጋየፂ ድማ ኣብ ምንታይ ኣካል ወዲ ሰብ ይዝውተር ወይ ከዓ ይግበር?

ብ ዓይነትን ብመጠንን ብዙሓት እንስሳ ዋላ ዳኣ ይሃልዉ እንበር ናይ ገዛን ናይ በረኻን ተባሂሎም ኣብ ክልተ እዮም ዝምደቡ:: እዚ ኸ ኣበየናይ ዓይነት ናይ እንስሳ መደብ ይምደቡ?

ኣብ ዝተፈላለዩ ቦታታት ዓበይትን ሓፈሻዊ ሹቃትን ይርከቡ። ኣብኣቶም ድማ ዝተፈላለዩ ዓይነት ናውትን ኣቁሑን ዝሓዙ እንትኮኑ እዚ ናውቲ ወይ እዚ ኣቅሓ እንታይ እንዳ ተብሃለ ይፍለጥ ?

መሰረታዊ ግልጋሎት ንወዲ ሰብ ከም ሽሙ መሰረታውን ቀንድን ዝኾነ ኣገልግሎታት ዝህብ እዩ። እዚ ዓይነት ግልጋሎት እዚ ኻዓ እንታይ ዓይነት ግልጋሎት ወሃቢ እዩ?

በብቦትኡ ብዙሓት ዓይነትን ዝተፈላለዩ ባህላዊ ሕክምናታት እንተህልው ካብ ዝተፈላለየ ነገራት ድማ ይስርሑ ካብ ዕፅዋት ኢሉ'ውን ካብ እንስሳት ካብኣቶም ድማ ደርሆ ንባህላዊ ሕክም እትውዕል እንስሳ ሓንቲ እያ።

መብልዕን መስተን ካብ መሰረታዊ ድልየት ወዲ ሰባት እቶም ቀንድን ማናን እዩም። ስለ ዝኮነ ድማ ኣብ በቡቦቱኡ ብዙሓት ቤት ምግብን መስተን ንርኢ እዚ ቤት ብልዕን መስተ'ከ ኣብ ውሽጡ እንታይ ዓይነት ግልገሎታት ዝሓዘ ይኸውን።

ብዙሓት ዓይነት ዓዲ ዝልውጡ ዓይነት መሰረታዊ ልምዓታት እንትህልው; እዚ ነየናይ ዓይነት ለዋጢ መሰረተ ልምዓት ይውክል?

ብዙኃት ኣይነት ቕሑታት እንትህሉ ካብ ኣቶም ናይ ገዛን ናይ ቢሮናቝሑን ኢልና ንፈልዮም ካብ ስተ ፈላልይ ኣይነት ናወትታት ድማት ሥርኅ እንተኾኑ ንኣብነት ካብ ዕንፀቲ ካብ ቆርወት ካብ ዝተ ፈላለይ ነገራትን ይሥርሑ።

ብዙሓት ሓፈሻውን ዓበይቲ ሹቃት ዝተፈላለዩ ኣቑሕን ናውትን ግልጋሎትን ምሃብ ይሕዙ:: እዚ ካብ ምንታይ ዓይነት ኣቑሑ ይምደብ?

ባንዴራ ንመለለይ ዓዲታት ዝውዕል እዩ። ኣብ ውሽጡ ድማ ብዙሓት ታሪካት ዝሓዘ እዩ። እዚ ከዓ ናይ ኣየናይ ዓይነት ታሪኽን ወይ ናይ ኣየናይ ዓዲ ይውክል?

ኣብ ዓለም ብዙኃት ኣይነት ኣይማኖታት ኣለዉ ብስተፈላለዩ መንገድ ድማ ናይ ዋዕሉም ዝኾነ መለለ የመንነት ኣለዉ ንኣብነት ሓንቲ ናይ ክርስትና መግለጽ ካብ ዝኾነት ዓባ ቤተ ክርስቲያን ኣክስም ፂዑን ማርያም ትብሃል፡፡

ኣብ ዓበይቲ ሹቋት ብዓይነቶም ብዝሕ ዝበሉ ናውቲ ዝተፈላለዩ ዓይነት ግልጋሎት ድማ ይህቡና፡፡ እዚ ኸ ነየናይ ዓይነት ግልጋሎት ዝውዕሉ ኣቑሑ እዩ?

ዓበይቲ ሹቋት ካፍቶም ዝተለመዱ ሹቋት ብዝበለፀ ብዙሕ ኣቑሑትን ኣገልግሎትን ኣለዎም፡፡ እዚ ናውቲ እዚ ኸ ንምንታይ ዓይነት ግልጋሎት ዝውዕል ናውቲ ሹቕ እዩ?

ኣትክልትን ኣሕምልትን ኣብ ናይ ወዲሰብ ጥዕና ዓብይ ግደ ኣለዎ ፡፡ እዚ ግደ እዚ ድማ ሕመቅ ኣብ ምክልካልን ኣብ ምብርታዕ እንትከውን እዚ ከ ኣበየናይ ኣትክልትን ኣሕምልትን ንምድቦ?

ባንዴራ መለለዪ መንንት እንትኸውን ኩሉ ዓዲ ኣብ በብ ዓዱ ዝተፈላለየ ዓይነት ናይ ባዕሉ መንነተይ ይገልፀለይ እዩ ዝብሎ ባንዴራ ኣለዎ፡፡ እዚ ኸ ናይ ኣየናይ ዓይነት ባንዴራ ይገልፅ?

ዝተፈላለዩ ዓይነት ኣሕምልትን ፍራምረን ኢሉ እውን ኣትክልቲን ፍራምረን ኣለው። እዚ ኣበ ኣበየናይ ዓይነት ይምደብ?

ናይ ገዛ ናውቲ ብዓይነቶምን መጠኖምን ኢሉውን ብቁፅሮምን ግልጋሎቶምን ዝተፈላለዩን ብዙሓት እዮም። እዚ ከዓ ነየናይ ዓይነት ግልጋሎት ዝውዕል ናይ ገዛ ኣቅሓ እዩ ?

አትክልትን አሕምልትን አብ ጥዕና ወዲ ሰብ ሕማም ንምክልኻል ዓብይ እጃም አለዎ፡፡ ብዙሓት ዓይነታት አትክልትን አሕምልትን እንትህልው ካሮት ድማ ካብአቶም እቲ ሓደ እዩ፡፡

መሰረታዊ ግልጋሎታት ኣብ ናይ ወዲሰብ ስራሕ ምቅልጣፍን ኮነ ግዜ ምቁጣብ ዓብዩ እጃም ኣለወን ።ካብኣን ውሽጢ ድማ ሓንቲ ተሽከርካሪት እትኸውን መኪና ድማ ካብኣተን ሓንቲ እያ።

እፅዋት ካብ ስነ ተፈጥሮ ሓደ ኾይኑ ብዓይነቱ፣ ብግልጋለቱ ዝፈላለ እዩ። እዚ እፅዋት እዚ ኸ ነይናይ ዓይነት ግልጋሎት ዝውዕል እፅዋት እዩ?

መለለዪ ባንዲራ መግለፂ ሓንቲ ዓዲ፣ መፍለዪኣን ናይ ክብራ መግለፅን እንትኸውን ኣብ ዝተፈላለዩ ዓድታትን ዝተፈላለዩ ማሕበራትን ድማ ይርከቡ፡፡ እዚ ባንዲራ እዚ ናየናይ ማሕበር ወይ ድርጅት ይውክል?

ተፈጥሮን ከባብን ኣብ ወሽጡ ብዙሓት ዓይነት ተፈጥሮታትን ዓይነታትን ዝሓዘ እዩ፡፡ ንኣብነት ከበሳታት ፣እምባታት ሓጓፍ ሽንጥሮታት ኢሉውን ዝተፈላለዮ ዓይነት ኣግራባት ዝሓዘ እዩ፡፡

ካብ ጊዜ ናብ ጊዜ ብዙኃት ወኖምዝኃለዉ ኽዳዉእንተኣለዉ እዚዖም ሎ ድማ ሓሽድ እንዳበልና ንፅውዐም እንትንከውን ኣብ ልዕሊ ጽባቕ ጽባቕ ንኽወስኽ ይጠቅም

ብዙሕ ዓይነት ሃይማኖታት ኣለዉ፡፡ እዚ እውን ከከም ዓዱን ባህሉን ይፈላለ፡፡ እዚ ኸ ነየናይ ዓይነት ሃይማኖት ዝውክል እዩ?

ሙዚቃ ስሚዕትና ንምግላጽ ዓብዪ እጃም ኣለዎ ሙዚቃ እንትወንፅቕ ድማ በብ ኻባቢኡ ዝተፈላልዮ ዓይነት ምፍለይ ኣለዉ እዙ ንኣብነት ሓደ ድማ ናይ ራያ ባሕላዊ ሙዙቃ እዩ።

ብዙሓት ህንፃ ስራሕቲ ኣብ በቢቦትኡ ንሪኢ። ዝተፈላለዩ ውክልና ድማ ኣለዎ። እዚ ከ ንመን ይውክል ? ወይ ኣበየናይ ቦታ ከም ዘሎ ይውክል?

ዓለም ብዙሕ ፖሎቲካን ብዙሓት ፖሎቲከኛታትን ተተኣናግድ። ሓደ ልሙድ ካብ ዝኾነ ፖሎቲካ ወይ ናይ ፖሎቲካ ስራሕ ድማ ናይ ሙረፁኒ ቅስቀሳ ብምባል ይፍለጥ።

መሠረታዊ ኣግልጋሎት ኣብ ዕኒታ እንተሃገር ዓዊዪ እጃምኣለዎም ፍልፍልእቶት ድማ ይኾኑ ካብኣቶም ሙሽጢ ሓወልቲ ሰማእታት ሓደ ዓብዪ ታሪኽን ዓዊዪ መሠረታዊ እግልጋሎትን ከብዝሁ ሓደ እዩ።

መሰረተ ልማዓትዓቢይ ኣግልግሎት ኣለዎ ብፍላይ ዶሞ ነዕብየት ሓነት ሓገረነ ዲማ ዕለታዊ ስራሓነ ወዲሰብነ ሕክምናስኒ ካሊእ ዕዳጋታት ዘሓዘእዩ።

ኣብ በብቦቱኡ ብዙኃት ኣይነት ዝተፈላለዩ ናይ ንግድን ምትዕድ ዳግንልዉወጥ ኣለዉ ዝተፈላለይ ዓይነት ናወትን ንግዲ ዘተሓስባኑ ካብኣቶም ሙሽጢ ድማ ንቋወሖ ኮሚደረ ሽጉርቲ ድንሽን ዝተፈላለይ ዓይነት ናወትን ንንግዲ ይውዕሉ።

ብዙኃት ዓይነት ባንዲራታትኣለዉ ዝተፈላለይ የግልጋሎት ድማ ኣለዉን ካብኣቶም ሓደ ንናይ ባንኪ መለለይ ይመንነት እዩ እዙይ ድማ ንናይ ቦንና ባንክ መለለይ ይምንነት ዝገልጥ መለለይ ባንዴራ እዩ።

አብዚ ሕዚ ግዘ ብዙሓት ዓበይቲ ሹቓት ንምልከት። ዝተፈላለዩ አቑሑት ድማ ይሕዙ። እዚ አቕሓ እዚ እንታይ እንዳተባሃለ ይፅዋዕ? ወይ ብምንታይ ይፍለጥ?

ንግዲን ምትዕድዳግን ሓደ ወደሰብ ናብርኡ ካብ ዝመረሕሉ ነገራት ዝሓዝ እነትትኸውን ዝተፋላለየ ዓይነታት ናውቲ ድማ ናብ ንግዲ ይቐርቡ። ንኣብነት በርበረ ፣ጌሾ ዝተፋላለየ ዓይነት ናይ ንግዲ ኣቑሑት እዩ።

እፅዋት ሓደ ኣካል ተፈጥሮ እንትኾኑ ብዓይነቶም፣ ብመጠኖም፣ ብበዝሖም ዝተፈላለዩ እዮም፡፡ እዚ እፅዋት ከዓ ኣበየናይ እፅዋት እዩ ዝምደብ?

አብ ሓደ ገዛ ቡዙሓት አቑሑ ገዛ እንትህሊ ዝማዕረገ ይኸውን፡፡ ንዝተፈላለዩ ግልጋሎታት ድማ ንጥቀመሎም፡፡ እዚ ንሪኦ ዘለና አቑሑ ገዛ ኸ ነየናይ ዓይነት ግልጋሎት ዝውዕል አቅሓ ገዛ እዩ?

ተሽከርከርትን መጓዓዛዝያታትን ንወዲ ሰብ ጊዜ ኸብ ምቁጣብ ሓሊፉ ጕልበት እውን ይቁጥባ እየን ። ምስ ዝተፈላለዩ ኣገልግሎት ዝውዕላ ዝተፈላለይ ዓይነት ተሽከርከርት ደማ ኣለዋ። እዚ ተሽከርካሪ እዚ ከዓ እንታይ እንዳተባሃለ ይፅዋዕ?

ብዙሓት ዓይነት ናይ ፅዕነት መጉዓዝያታት ኣለዋ እዚኣ ኸ ታይ ትበሃል ?

ቡዙሓት ናይ ገዛን ናይ በረኻን እንስሳት ኣለው፡፡ ካብአቶም ውሽጢ ድማ ዝነፍሩ፣ ዝሰሓቡ፣ ዝስጉሙ ዝተፈላለዩ ዓይነት የጠቃልል፡፡ እዚኣ ኸ ኣበየናይ ዓይነት እንስሳት ትምደብ?

መሓፍትን ጋዜጣታትን ብዓይነቶም ቡዙሓት እዮም። ብመጠን ዕድመ ድማ እንዳተፈላለየ ይመፅእ። እዚ እንሪኦ ዘለና መፅሓፍ ከ ኣብ ዉሽጡ እንታይ ዓይነት ትሕዝቶታት ዝሓዘ መፅሓፍ እዩ?

መጓዓዛያታትን ተሽከርከርትን ብዓይነቶም ፣ ብፍጥነቶም፣ ብመጠኖም፣ ብበዝሖም ዝተፈላለዩ እዮም፡፡ እዚ ኸ ኣበየናይ ዓይነት ኣገልግሎት ዝውዕል ተሽከርካሪ እዩ?

ብዓይነቶምን ብትሕዝተኦምን ብዙሓት ኣይነት መጻሕፍቲን ጋዘይጠታትን ኣለዉ፡፡ እዚኦም ብምሁራት ዝፀሓፉ መጽሕፍቲ ዝተፈላለዩ ዓይነት ትሕዝቶ ብወሽጦም ዝኃዙን እንትኮኑ ሓቀኛ ዛንታ ድማ የጠቓለሉ፡፡

ኣብ ዓለም ዝተፈላል ዓይነት ኃይማኖታት እንትህሉ ሕድሕድድ ሰብ ድማ ናይ ባዕሉ ዝኾነ ሃይማኖትን እምነትን ኣለዎ። እቶም ኃይማኖታት ድማ ዝተፈላለዩ ዓይነት መግለጽን መገልገልትን ኣለዎም። ካብኣቶም ሓደ እዙ ኣብራና ዝተጽሓፈ ኃይማኖታው ቃላት ዝሓዘ መጽሓፍ እዩ።

መሰረታዊ ግልጋሎታት ከም ሽሞም መሰረታዊ እዮም ።ወዲ ሰብ ድማ ስረሐይ ኢሉ ነቶም ግልጋሎታት ይግልገለሎም። ነዚ ዓይነት ምስሊ ግልጋሎታት ኣብ ኣየናይ ዓይነት ግልጋሎት ይምደብ?

ብዙሓት ናይ ገዛን ናይ በረኻን እንስሳት ኣለው። ሕድሕዶም ድማ ነናይ ባዕሎም መለልዪ ወይ መፅውዒ ሽም ኣለዎም። እዚ እንስሳ እዚ መፅውዒ ሽሙ እንታይ ይበሃል?

ታሪክን ተፈጥሮን ቡዙሓት እዮም፡፡ ካብ ወለዶ ናብ ወለዶ ድማ እንዳተመሓላለፉን እንዳተወራረሱን ይከዱ፡፡ እዚ እንሪኦ ዘለና ታሪክ ኸ እንታይ እንታይ እናተባህለ ይፅዋዕ?

ብዙሓት ዓይነት ሕብረተሰብን ስድራን ኣለው። ኣብ ዝተፈላለዩ ነገራት ድማ ብሕብረት ይሳተፉ ። እዞም ማሕበረሰብ እዚኦም ከ ኣበይናይ ዓይነት ተግባር እንዳተሳተፉ ንሪኦም ?

መዝናነዪ ወይ መዛነግዒ ቦታ በቢ ኸባቢኡ ይርከብ። ዝተፈላለዩ ዓይነት መዘናግዒ ኣለዉ። እዚ ድማ ኣእምሮ ወዲ ሰብ ንምሕዳስ ይጠቅም። እዚ ዓይነት መዘናግዒ እዚ ኸ እንታይ ዳ ተብሃለ ይፅዋዕ?

ኅርሻን ግብርናን ኣብ ዕቤታ ሓንቲ ሃገር ኣጃም ኣለውን ዝተፈላሊ ዓይነት ናይ ኅርሻን ግብርናን ኣይነታትን ትል ካብዓቶም ውሽጡ ድማ ሓደ ብመስመር ምዝራእ እዩ።

ቡዙሓት ዓይነት ሃይማኖታት ኣለዉ፡፡ በቢእምነቶም ድማ በቢከባቢኡ ይእመኑን ይክተሉን፡፡ ነናይ ባዕሎም ድማ መግለፂ ኣለዎም፡፡ ንኣብነት ናይ ኦርተዶክስ ሃይማኖት ተከታሊ ናይ መስቀል ምልክት ብምግባር ይፍለጥ፡፡

ንሙዚቃ ሰሓቢ ዝገብሮ ወይ ኸዓ ተፈታውነቱ ንኽልዕል ዝገብሮ ሓደ ካብኣቶም መሳርሒ ሙዚቃ እዩ፡፡ እዚ መሳርሒ ሙዚቃ እንታይ እንዳተባህለ ይፅዋዕ?

ኣትክልቲን ኣሕምልቲን ኢሉ እውን ብዙሓት ዓይነት ንምግቢ ንጥቀመሎም ተክሊታት ወይ እፅዋት ኣለው። ካብኣቶ ውሽጢ ድማ ሓደ ጉዕ፣ ፃዕዳ ሽጉርቲ ኣብኦም ይምደብ።

ስምዒት ወዲ ሰብ ካብ ዝግለፀሎም ሓደ ሙዚቃ እዩ፡፡ አብዛ ስምዒት ደቂ አንስትዮ አብ ገፀን እንታይ ዓይነት ስምዒት ይንበብ?

ኣብ ዓለም ብዓይነቶም፣ ብትሕዝቶኦምን ብመጠን ኣገልግሎቶምን ዝተፈላለዩ ዓይነትን ብዙሓትን እፅዋት ኣለዉ፡፡ ዝውዕልሉ ኣገልግሎት እውን ብዙሕ እዩ፡፡ እዚ እፅዋት እዚ ኸ ኣበየናይ ዓይነት እፅዋት ይምደብ?

ሕብረተሰብን ስድራን ብቡዙሕ መዳይ ንዝነብረሉ ከባቢ ይውክል። ካብኣቶም ውሽጢ ሓደ በኣከዳድንኡ እንትከውን እዚ ኣከዳድና እዚ ከ ነየናይ ዓይነት ሕብተረሰብን ስድራይ ይውክል ?

መሰረታዊ ግልጋሎታት ኣብ ሂወት ወዲሰብ ዓብዪ ግደ ካብ ዝፃወቱ ግልጋሎታት ሓደ እዩ፡፡ እዚ መሰረታዊ ግልጋሎት እዚ ኸ እንታይ እንዳተባህለ ይፅዋዕ?

እፅዋት ኣካል ተፈጥሮ እንትኾኑ ንዝተፈላለዩ ዓይነት ኣገልግሎታት ድማ ንጥቀመሎም:: እዚ ዓይነት እፅዋት እዚ ከዓ ብፍሉይ ሽሙ እንታይ እንዳተበሃለ ይፅዋዕ ?

ዝተፈላለያ ዓይነት እንስሳት ኣብ ዝተፈላየ ቦታ ንሪኢ ኢና። እዚኦም ድማ ናይ በረኻን ናይ ገዛን እንስሳ እንዳተባሃሉ ይምቀሉ። እዚኤን ከ ኣበየናይ ዓይነት እንስሳት ይምደባ ?

መሠረተ ልምዓት ኣብ ዕቤት ሓንቲ ሃገር ዓቢ እጃም ኣለዎ ። ዝተፈላለየ ዓይነት መሠረተ ልምዓታ እንትህሉ ካብኣቶም ውሽጢ ድማ ሓደ ሆሰፒታል እዩ። ኣብ ሆሰፒታልድማ ዝተፈላለየ ዓይነት ገልጋሎት ትንረክብ።

መጓዓዝያ ካብ ቦታ ናብ ቦታ ብምጉዓዓዝ ግዜን ጉልበት ወዲሰብን ንክቑጥበልና ይጠቅም። ከም መጉዓዝያ እንጥቀመሎም ድማ ሓደ ግመልን ኣድግን ብዙሓት እንስሳትን እዮም።

ዝኾነ ናውቲ እንታይ ምኳኑ ንምታይ ኣገልግሎትን ፣ከም ዝውዕል ብዝተፈላለዩ ነገራት ክንፈልጦም ንንፈልዮም ንኽእል ኢና። ሓደ ኣካል እቲ መፍለይ ድማ ኣርማ ተባሂሉ ይፍለጥ።

ኣብ ሓደ ገዛ ዝተፈላለዩ ዓይነት ናይ ገዛ ኣቅሑት ንሪኢ ወይ ንዕዘብ። ምኽንያቱ ድማ ግልጋሎቱ ብዙሕ ስለ ዝኾነ እዩ። እዚ ኸዓ ነየናይ ዓይነት ግልጋሎት ዝውዕል ኣቕሓ ገዛ እዩ።

ቡዙሓት ዓይነት ናይ ተፈጥሮና ከባብን ገጸ ምድርታት ኣለዉ ።ካብኣቶ ሙሽጢ ድማ እምባ፣ ሽንጥሮ ፣ሓጓፍ ሽንጥሮ፣ ከምኡ'ውን ከበሳ ኢልና ብዝተፈላለየ መንገዲ ኽንገልጾም ንኽእል ኢና።

መጋየፂ መወሰኺ ስነ ፅባቐ ወዲ ሰብ እንትኸውን እዚ ፍሉይ መጋየፂ ድማ ብፉሉይ ዝጋየፀሉ ወይ ድማ ዝግበረሉ ወቕቲ ኣለዎ። እዚ ወቕቲ እዚ ማዕፆ ቐትሪ እዩ።

ኣብ ንግድን ምተየድዳግን በብቦቱኡን በብ ኸባብዩን ብዙኃት ኣይነስናወትታት ይቐርቦ እናንድግዲ ድማ ይወፁ ካብኣቶም ሙሽጡድ ዳኸዳውንቲይ ኃደ እዮ።

ፋሽን ብቅዱን ብስራሕቱን ብዝተፈላለየ ቆመናውን እንትኸውን መግለፂ መለለይ ዓዲ ምኳኑን ውን የገልግል። እዚ ንርእዮ ዘለና ቅዲ ክዳን ፋሽን ንየናይ ዓዲ ይውክል?

ብዙሓት ዓይነት እፅዋት ኣለዉ። ብዙሕ ጥቕሚ ድማ ኣለዎ ካብኣቶም ዉሽጢ ፅሩይ ኣየር ንምትንፋስ ሓደ እንትኸውን ንመፅለሊ ቦታ ድማ ንጥቀመሎም። ንመፅለሊ ቦታ ካብ ንጥቀመሎም እፅዋት ሓደ ድማ ዳዕሮ ይበሃል።

መሰረታዊ ልምዓት ንዕቤት ሓንቲ ሃገር ዝተወሰነ እጃም ዝወስድ እዩ። ብሕብረት ክከውን ድማ ዝበለፀ እዚ እንሪኦ ዘለና ከዓ ነየናይ መሰረተ ልምዓት ይውክል ?

ኣብ ጊዜ መቝጣበን ኣብ ሥልጠት ሥራሕን መጐዓ እዝያን ተራንስጶርትታትን ዓዊ እጃምኣለዎ ንዘም ተራንስፖርትታትን መጐዕዘያታትን ድማ ብዓይነቶም ብመጠኖመን ብኅብሮምን ዝተፈላለዮ ዓይነት እዮም።

መስተ ካብ መሰረታዊ ድሌት ወዲ ሰብ ሓደ እዩ፡፡ ብፍላይ ድማ ጥዕና ወዲ ሰብ ወድዓዊ ሓቂ እዩ፡፡ እዚ መስተ እዚ እንታይ እናተባህለ ይፅዋዕ?

ኣብ ዓለም ብዙሓት ነገራት ይፍፀሙ። እዞም ተግባራት ወይ እዞም ትፍፅምቲ እዚኣቶም ድማ ኣብ ሓደ ቦታ ብምኻን ክትፈልጠሎም ካብ እትኽእል መንገዲ ሓደ ኣውታር ዜና እዩ።

መስተታት ብዓይነቶም፣ ብስራሕቶም፣ ከምኡውን ብመጠኖም ብጣዕሞም ዝተፈላለዩን ብዙሓት ዓይነታት መስተታት እዮም፡፡ እዚ መስተ እዚ ኸዓ ብኸመይ ይስራሕ ወይ ኣብ ኸመይ ዓይነት ቦታ ይዝውተር?

ብዙኃት ንመቛዓ እዘያን ጥቀመሎም ናውቲ ኣሎ ንስተፈላለይ ጥባኒ ድማ ንጥቀመሎም ኪዜናንመወጣፍነ ጕሉትማን መወጣ ካብዞም መጕዓ እዚያታት እዙኡም ድማ ማኪና ሓንቲ ያ::

መሰረተ ልምዓት ንዕቤት ዓዲ ብጣዕሚ ቀንድን ዋናን እዩ። ኣብ ከከም ምችውነት ቦትኡ እንዳተረኣየ ድማ ዝተፈላለየ መንገዲታት ይምስረት። እዚ መሰረተ ልምዓት ንምታይ ግለጋሎት ዝውዕል መሰረተ ልምዓት እዩ?

ሙዚቃ ስምዒት ወዲሰብ ካብ ምግላፅ ወፃኢ ብዙሕ ጥቅሚ ኣለዎ። ዝተፈላኣለዩ ዓድታትን ናይ ዝተፈላለዩ ዓዲ ባህሊ ይገፅ። እዚ ሙዚቃ እዚ ወይ ኣብዚ ሙዚቓ ንሪኦም ዘለና ተከደንዎ ክዳን ነየናይ ዓዲ ይዉክል?

ቡዙሓት ዝተፋላለዩ ኣገልግሎት ዝዉዑሉ ናይ ገዛን ናይ ቢሮን ኣቁሑት ኣለዉ። እዚኦም ድማ ነናይ ባዕሎም ግልጋሎት ዝሓዙ እዮም። ካብኣቶሞ ዉሽጢ ድማ ሓደ ዓራት ናይ ገዛ ኣቁሑ እዩ።

ንግድን ምትዕ ድዳግን ወይ ድማ ስነ ዕዳጋ ብብዙኅ መንገድታት ይፍጽም አብይ እጃም ድማ ኣለዎ ምኽንያቱም ፍልፈል እቶት ሓደ ወዲ ሰብ እንተኮኑ ዝተፈላለዮ ዓይነት ናዊትኃዘ ድማ እዩ ናብነት ሠዓት ሓደ እዩ::

ርተሻዊ ድኳናት ኣብብቦትዉን ኣብብ ዝተፈላለይ ካወንታትን ረፎም ዝተፈላለይ ዓይነት ገልካሎታትን እንትሁ ዝተፈላለይ ዓይነት ናወትታት ድማ ወሽዶም ኂዙ ካብ ኣቶምምሽጢ ሓደቕ ዓሎ እዩ

በብኸባቢኡን በ ቦቱኡን ብዙኃት ታሪክ ዘለዎን መለለይ ባንዴራታትለዉ ካብኣቶም ውሽጢ ናይ ቀደም ብዙኅ መት ልምዲ ዘለዎ ናይ ሕዋኃት ባንዴራ ሓደ መለለይ እዩ።

በብቦትኡን በብ ኸባቢኡን ብዙኃት ዓይነት ቤት ብልዕን መስተን ንርኢ ካብዞም ቤት ብልዕን መስተን ውሽጢ ኣ ወሽጦም እንረኾም ወይእንጥቀመሎም ግልጋሎት ሓደ እንታይ ዓይነት ግልጋሎት እዩ።

መጓዓዚያታት ንሥራሕ ወዲ ሰብ ንምቅል ጥ ኣፍኾነ ጊዜ ንመቕጣብ ዓቢ እጃመኣለዎም ዝተፈላለዮ ዓይነት መኰዓእዚያታት እንትህሉ ማንኪናውን ከብኣቶሙሽቲ ሓንቲ እያ።

መጓዓዝያን ተሽከርከርትን ካብ ሓደ ቦታ ናብ ሓደ ቦታ ብቐሊሉ ንምጉዕዓዝ እንትጠቕሙና ግዜ ወድሰብ ድማ ኣዝዮም ይቕጥቡ። እዚ መጓዓዝያ እዚ ከዓ እንታይ እንዳተብሃለ ይፅዋዕ?

መጓዓዝያ ተሽከርከርቲ አብ ሂወት ወድሰብን ግዘ ወድ ሰብን ዓብይ ተፅዕኖ አለዎ። እዚ ድማ ስሪሕ ንምቅልጣፍን ግዘ ንምቁጣብን ይጠቅም። እዚ ንሪኦ ዘለና ከ እንታይ ዓይነት መጓዓዝያ ወይ አብ ምንታይ ተሽከርከርቲ ይምደብ?

ብህብረት ኣብ ሕርሻን ግብርናን ምስትታፍ ካብ ብወልቃ ኣብይይ እጃም ኣለዋ ምትንያቱ ድማ ዘዝሃበራያ ኣፃብዕቲስ ዓርቃይ የፀንብዓ እዮ።

ገይፂ ንወዲ ሰብ ካብ ስነ-ተፈጥራዊ ብጣዕሚ ፅባቅኡ ንክፅብቅን ይገብሮ ። ካብ ዝተፈላዩ ዓይነታት ናውቲ ድማ ይስራሕ። እዚ ገይፂ እዙይ ከ ካብ ኣየናይ እዙ ከ ካበየና ናውቲ ዝተሰረሐ ይመስል?

እንስሳት በብዓይነቶምን በብዘርኣቶምን ብዙሓት እዮም፡፡ ናይ ገዛን ናይ በረኻን እንስሳት ተባሂሎም ድማ ይምደቡ፡፡ ካብኣቶም ውሽጢ ድማ ዝተፈላለያ ኣዕዋፋት ይርከባ፡፡

ሙዚቃ ቡዙሕ ጥቅሚ አለዎ፡፡ ንምዝንጋዕ፣ ስራሕ ንምስላጥ ከምኡ’ውን ስሚዒትካ ንምግላፅ እዚ ድማ ሓደ አካል ስራሕ ውፅኢታዊ እንትኸውን፣ እዚ ውሩይ ከያኒ ኸአ መን ይበሃል?

መሰረታዊ ግልጋሎት ኣብ ናይ ወድሰብ ሂወት ምቕላል ዓብዪ እጃም ኣለዎ። ምኽንያቱም ዝተፈላለዩ ግልጋሎታት በቢቦትኡ ንክረኽቡ ይሕግዙ። ሓደ ፖስታ ቤት ወይ ክዓ እንዳ ፖስታ ድማ ሓደ ካፍቶም ዋና መሰረታዊ ግልጋሎታት እዩ።

ኣብ በቢ ኸባቢኡን በብ ቦታትዉን መሠረታዊ ድልየት ወድሰ ብምዃኑ ዝተፈላለዮ ዓይነት ቤት ምግን መስተን ይርከቡ እዞም ቤት ቢግን መስተን ድማ በብ ደረጀኦምን በብ ዓይነቶምን ዝተፈለለዮ ዓይነት ነገራት ይሕዙልና።

ዝተፈላለዩ ዓይነታት ናይ አሕምልትን ፍራምረን ውፅኢት እንትህልዎ እዚ አብየናይ ዓይነት አሕምልቲ ወይ ፍራ ፍረ ምህርቲ ይምደብ?

ኣብዝ ሕሲ ጊዜ ኣብ ዓለም ብዙኃት ጕዳያት ይፍጸሙ ኣለዉ እዝ ድማ ኣብ ሓደ ቦታ ብምዃም ክንከታተሎምሎምን ብስተፈላለዮ ሓበሬየታታትን ኽንረኽበሎም ካብዘኽእዘና ሓደ ኣውታር ዘይና እዩ።

መሳርሕታት ኣብ ሂወት ወዲ ሰብ ዝነብሮ ነብራ ክቀለሉን ግዝይኡ ክቁጠበሉን ዓብይ እጃም የውፍዩ። እዙይ መሳርሒ እዙይ እንታይ ዓይነት መሳርሒ እዩ? ንምንታይ ኣገልግሎት ይጠቅም?

መፋለጢ ፅሑፋት ሓደ ሰብ ብርሑቕ ነቲ ፅሑፍ ሪኡ እንታይ ዓይነት ኣገልግሎት ክረክብ ከምዝኽእል ይሕብሩሉ፡፡ እዚ ተለጢፉ ዘሎ መፋለጢ ፅሑፍ ከዓ ነየናይ ዓይነት ኣገልግሎት ከምንረክብ ይሕብር?

ኣብ ዓለም ብዙሓት ዓይነት መለለይ ባንዴራታት እንትህልው ብዝተፈላለየ ሕብሪ ዝውቅቡ እዮም። ሕድሕዶም ድማናይ ባዕሎም ታሪክን እንትውክሉልና ድማ ብናይ ሃፀይ ሃይለስላሴ ግዜ ዝነበረ ባንዴራ ምኳኑ ይሕብር።

ንግድን መትዕ ድዳ ግን ኣብቦት ብዙኅ ዓይነት ምልዋጥ ንግዳ ኣሎ ዝተፈላለዩ ብእ መደለይ ትውክልትታትወን ኣለዉዎ እዚ ዓይነት ንግድን ዕዳጋምካ ኣበይ ቦታ ይ ዘውተር።

ግዜ ብዝተመሓየሸ ቁፅሪ ፋሽን ድማ ብኡኡ መጠን ግዚኡ ሓልዩ እንዳተመሓየሸ ይመፅእ፡፡ እዚ ዓይነት ፋሽን ኸ ነየናይ ዓይነት ግዜ ፋሽን ይውክል?

ባህላዊ ሕክምናታት ኣብ ከከም ዓዱን፣ ከም ከም ሃይማኖቱን ንዝተፈላለየ ኣገልግሎት ይውዕሉ፡፡ ካብ ዝተፈላለየ ዓይነት እፅዋት ድማ ይስርሑ፡፡ እዚ መሳርሒ እፅዋት ባህላዊ ሕክምና ከዓ ፍሉይ ሽሙ እንታይ እናተባህለ ይፅዋዕ?

መሸጠኽዳዊ ንቲቡቲኽን ዝተፈላለዮ ዓይነት ሳእንታት ትሽይወጥ ኣለዎታ ሓደ ኻፍቶም ልግድን መትዕደዳግንን እንብለም እዩ ዓብ እጃም ኣለዎ መኽንያቱ ድማ ፍልፍል እቶት ብምዃን ሥድራ ብምኅዳሩ እዩ::

ምግቢ ካብ መሰረታዊ ድሌት ወድሰብ ሓደ እዩ፡፡ ምግብታት ድማ ብዓይነቶም ብመጠን ዝህብዎ ኣገልግሎት ይፈላለዩ፡፡ እዚ ምግቢ እዚ ኸ እንታይ እንዳተባህለ ይፅዋዕ?

ቡዙሓት ዓይነት እንስሳታት እንትህልው ናይ ገዛን ናይ በረኻ እንስሳት ተባሂሎም ድማ ይምደቡ፡፡ ሓደ ካብ ናይ ገዛ እንስሳት ድማ ከፍቲ እዩ፡፡

ሙዚቃ ኣብ ሂወት ወዲሰብ ሩኡይ ግደ ኣለዎ፡፡ ምኽንያቱ ድማ ስርሑ የሳልጠሉ፣ ስምዒቱ ይገልፀሉ፣ ሓጎሱ ዝገልፀሉ ብኡ መጠን ድማ ውሩያት ከየንቲ ሙዚቃ ኣለው፡፡ እዚ ውሩይ ከያኒ መን ይባሃል?

ብዙሓት ሰባት ብዙሕ ተፈላጢ ስራሕን ከምኡውን ካብ ወለዶ ናብ ወለዶ እንዳተመሓላለፈ ዝኸይድ ስራሕ ብምስራሕ ፍሉጣት ዝኾኑ ኣለዉ፡፡ እዚ ኸ ኣብ ምንታይ ዓይነት ስራሕ ንፈልጦ?

መዝናነዪ ቦታታት ብበዝሖም ኣዝዮም ብዙሓት እዮም፡፡ እዚ መዝናነዪ ቦታ እዚ ኸ ኣበይ ቦታ ይርከብ?

እንዳ ምግብን መስተን ብዙሓት ተኸፊቱ ቦታ ይርከብ፡፡ ድልየት ወደ ሰባትን ድለየት ዓማዊልን ድማ የማለእ እዚ እንዳ ምግብን እንዳ መስተን ኣበይ ቦታ እዩ?

በብ ኻባቢኡን በብ ዓዱን ናይ የባዕለይ ዝብል ሃይማኖት ለዎ ብዙኃት ዓይነት ሃይማኖታት እንትልዎ ካብኣቶም ድማ ሓደ ናይኦርተዱክስ ሃይማኖት ዝገልጹ ብዙኃት ስዕለ ኣድኖታት ይረከብዎ፡፡

ሕርሻን ግብርናን መሰረታዊ ድልየት ወዲ ሰብ ንምምላእ ካብ ዝክየዱ ክያዶታት እዮም፡፡ ቡዙሓት ዓይነታት ተክሊ ድማ ኣብ ውሽጦም ይሕዙ ፡፡እዚ ከ ነየናይ ዓይነት ተክሊ ይውክል?

ሕብረተሰብን ስድራን ዝልለይሉ ብዙሕ ዓይነት መለለዪ ኣለዎም፡፡ ከከም ቦትኡ ድማ ይፈላለ፡፡ እዚ ማሕበረሰብ እዚ ናይ ምንታይ ዓዲ ማሕበረሰብ እዩ ?

ዕጽዋት ካብ ስነተፈጥሮ ሓደ እንትኮን ምስተፈላለዩ ኣገልግሎታት ድማ ይውዕል ምስተፈላለዮ ዓይነት ኅብርታት ድማ ዘወቀቡ እዮም ንኣምነት ቖጽለዋይ ኅብሪ ዘለዎ ዕፅዋት ኣሎ።

ኣብ ዓለም ዝተፍላለዮ ዓይነት ኣይማኖታት ኣለዉ ወዲ ሰብ ድማ ነቶም ዝተፈላለዮዓ ዓይነት ኣይማኖታት በብ ዝተቐበለለም ወይ ወለድኡ ብዝጸንሑም እንዳተቐበለ የልከፍ ነናይውዓሎም መግለጽ እንትህልዎም ምጥምጣ መብርእሲ ድማ ሓደ ካብ መግላጽን ኃይማኖትስ ክርስትና እዩ።

ባህላዊ ሕክምናታት ኣብ በብቦትኡ ዝተፈላለዩን ብዙሓትን እዮም፡፡ ብጣዕሚ ዓብዪ ጥቕሚ ድማ ኣለዎም፡፡ ካብ ዝተፈላለየ ነገራት ዝስርሑ እንትኾኑ እቲ ሓደ እፅዋት እዩ፡፡ እዚ እዕዋት ከዓ እንታይ ብምባል ይፍለጥ?

ኅርሻንገብርና ጉልበት ወድሰብ ካብ ዘድልዮ ተሓደን ዋዓናን እዮም ዝተፈላለይ ዓይነት ዕጽዋት ድማ በውሽዱ ይሕዝ እዝ ዓይነት ናይ ኅርሻ ዕፅዋትካ ተይ ናዳተብሃለ ይፅዋእ::

ጨማ ወዲ ሰብ ካብቦታ ናብ ቦታ ብምቾትን ኽንቀሣኦስ ካብ ዘድልዩ መሠረታዊ ነገራት ሓደ እዮ ካብ ብዙሕ ዓይነታት ድማ ይሥራሕ ንኣብነት ካብቆረበት ካብ ሻባቶን ካብ ዝተፈላለዮ ነገራትን ይሥራሕ

መዝናንይን መዘናግዕን ቦታታት ሃዋይ ምሮወድ ሰብ ኣብ ናይ ኤሚሮ ወድሰብጨጠዕና ዓዊ እጃም ኣለዎ ብስተፈላለይዓይነት ኣትክልታትን ብሓምላዊ ቦታታትን ዝወቀበን ተኸቡት ድማ እቲዝበለጸን ፁሪ ኣየር ንራክበሉን እዩ።

ፋሽን ናይ ሓደ ወዲሰብ ጥበብ መግለፂ እንትኸውን ኣብ በብቦቱኡን ኣብ በብከባቢኡን ከምኡውን በብግዚኡን እንዳተፈላለየን እንዳማዕበለን ይመፅእ፡፡ እዚ ኸ ካብዚ ፋሽን እዚ እንታይ ንግንዘብ?

ባህላዊ ሕክምናታት ኣዝዮም ጠቀምትን ኣዝዮም ኣድለይትን እዮም። ንዝተፈላለዩ ኣገልግሎት ድማ ይውዕሉ መብዛሕቶኦም ድማ ካብ እፅ ዝስርሑ እንትኮኑ እዚ ንባህላዊ ኣገልግሎት ሕክምና ዝውዕል እዚ ከ እንታይ እንዳተባሃለ ይፅዋዕ።

ወድሰብ ድሌታቱ ብዙሕ ካብ ምዃኑ ዝተልዓለ ብዙሕ ዓይነት ኣገልግሎታት ይጥቀም። ካብዞም ዝጥቀመሎም ኣገልግሎታት ሓደ ድማ ቤት ብልዕን መስተን እዩ ።

መስተ ንወዲሰብ ካብ ዝጠቅሙ ነገራት ሓደ እንትኾን ብዝተፋላለየ መግለፂታት ድማ ይገልፁ። ብባህላዊን ዘበናውን ኢልና ንምድቦ። እዚ ንሪኦ ዘለና መስተ እንታይ እንዳተባሃለ ይፅዋዕ? ኣበይና ከ ይምደብ?

ንግድን ምትዕድዳግን ንናይ ብዙኅ ዓይነትናው ቲ ምሻጥን ንግዛዕን ዝውክድ እዩ ካብ መንጎኦም ድማ ብዙኃት ዓይነት ናወትታት ንንግዲ ዝቐር እንተኾኖም ካብኣቶም ሽድ ሓደ ብሽክልየታ እዩ።

ዝተፈላለየ ዓይነት ናይ ገዛ ኣቁሕትን ናዉትን እንትህሉዉ፣ ካብኣቶም ውሽጢ ድማ እዚ ብባህላዊ መንገዲ ብኢድ ዝተሰርሐ መትከኪ ዒጣንን ስፈን እዩ።

ንዝተፈላለዩ ኣገልግሎት ዝውዕሉ ብዙሓት ዓይነት እንስሳት ኣለው። ናይ ገዛን ናይ በረኻን እንስሳ ኢልና ድማ ንፈልዮም። እዚ ከ ኣበይናይ ዓይነት እንስሳ ይምደብ?

ቡዙሓት ጋዜጣታትን መፅሓፍትን ኣለዉ። ንዝተፈላለዩ ዕላማ ወይ ዝተፈላለዩ ነገራት ንምግላፅ ድማ ንጥቀመሉ። እዚ መፅሓፍ እዚ ከዓ ንምንታይ ዓይነት ትሕዝቶ ዝዉክል ይመስል?

ብዙሓት እንስሳት ኣለዉና ።ካብኣቶም ውሽጢ ድማ እዞም እንስሳት ናይ ገዛን ናይ በረካን እንስሳት ተባሂሎም ይምደቡ። ንኣብነት ፦ናይ ገዛ እንስሳት ዝኮኑ ኣባጊዕ፣ ኣጣል፣ ደርሁን ዝተፈላለዩን እዩም።

ኣብ ዓበይትን ሓፈሻውን ሽቋት ብዙሕ ዓይነት ግልጋሎት ንረክብ ምኽንያቱ ድማ ብዙሕ ዓይነት ናውቲ ስለ ዝኃዙ እዩ ካብኣቶ ውሽጢ እሽጓት ሩዛት የኂዙን ይምደብን።

መኽበርቲ ሕጊ ንሓንቲ ዓዲ ሰላምን ድሕንነትን ዓብዪ እጃም ኣለዎም። ኣብ ዝተፈላለዩ ቦታ ድማ ቡዙሓት መኽበርቲ ሕግታት ኣለዉ። እዚ ድማ ንናይ ብርሃን ባንክ ኣኽበርቲ ሕጊ ይዉክል።

በቢቢትኡን በቢከባቢኡን ዝተፈላለዩ ታሪክን ተፈጥሮን መግለፂ ነገራት አለው፡፡ ንአብነት ድማ አከዳድና ሓደ እዩ፡፡ ንራያ ድማ ቦፌ ዝበሃል ፍሉይ ናይ አከዳድና ታሪክ አለዎ፡፡

እፅዋት ካብ ስነ ተፈጥሮ ሓሊፎም ብዙሓት ግልጋሎታት ኣለዉዎም። እዚ እንትንብል ድማ ንመፅለሊ፣ ንንፋስ፣ ፅሩይ ኣየር ንምርካብ እዩ። እዚ እፅዋት እዚ ኸ ነየናይ ዓይነት ግልጋሎት ይዉዕል?

ምዝናነይ ቦታ ንመዘናብዕን ብሒብረት ብምዋን ጊዜ ንምሕዳኽን ዘጠቀሙ ተሓደዩ ዚዑምኻ ርየንዐይነት መወቲ ጊዜኡም ይኅልፉ ኣለዉ።

ብዙኃት መዝናነይ ቦታታትን ላይመሮ ወዲ ሰብ ዘሐድሱ ሓለዋይ ብሓምለዋይ ቦታት ዝተሸፈኑ ቦታታት ኣለዉ እዚኦም ድማ ፁሪ ኣየርንምርካብን ኣብ ጭንቂ ምግሊ ጋል ወዲ ሰብን ዓብዪ እጃም ኣለዉ።

ኣብ በቢ ከባቢኦም ብዙሓት ዓይነት እንስሳት ኣለው ።ብቁፅሮምን ብመጠኖምን ድማ ይፈላለዩ ናይ ገዛን ናይ በረኻን እንስሳት ተባሂሎም ድማ ይምደቡ ካብኣቶም ዉሽጢ ሓንቲ ፅምብላሊዕ እያ ።

ኣብ በቢዓዱን በቢከባቢኡን ዝተፈላለዩ ዓይነት በቢባህሎም ዝኣምኑሎም ዝጥቀሙሎም ዓይነት ባህላዊ ሕክምና ኣለዉ። እዚ ባህላዊ ሕክምና እዚ ነየናይ ዓይነት ባህላዊ ሕክምና ይዉክል?